ኣርሰናል ማንስተር ዩናይተድ ማንችስተር ኢናኣስቶምቤላ ወልብስ በየኒ ማዊዝ በንለይ ወስተሃም ቶተንሃም ፉልሃም እናበልና ብዙኃት ጋንታታኽቡእሰግሪ ንይ ዓለምና ከንዝርዝርመኽርል ኢና።

ስጶርት ደቂ ሰባት ጥዕናም ንመሕላውን ኮም ድማ ዝተስኻ ኸልኸለሰወይ ድማ ቆመና ግህልዎምን ዝገብር ከምኡውን ዘይተደለየ ስብሒብ ምውቃድ ጥዕናዎም ናሕለወሎም ዝገብርዎ መንቀ ሠዓስ እዩ።

ስፖርት ማለት ደቂ ሰባት ኣብ ዕለት ዕለት መነባብሮኦም ዝገብሮ ወንቀ ሥቃ ሰየ ስጶርት ብምሥራሕ ብዙሓጣው ሙታ ስከንረቶምኒሴል ኢና ካብኣቶም ሓደ ድማ ጥዕናና እንተሉ ተነዉ ቕድቓ በድ ስለዙይ ስጶርት ንሥረሕ::

ደቂ ሰባት ኃሚሞም ወይ ድማ ጥእና ስኢኖም ናብ ትካልvጥዕና ክኸዱኸለዉ ማለቱውን ናብ ሕስቢታል ወይ ድማ ክሊኒ ክኸዱኸለዉ ንሕማሞም ፈውስ ዝኻቦን መድኃኒት ንምርካብ እዩ ስለዙይ ሆስቢታላት ወይ ድማ ክሊንምርቃት ኣዘመግድስቲ እዩ::